እዚ ኣብ'ዚ እንሪኦ ዘለና ኣብ ውሽጢ ቤተ - መቅደስ ኮይኑ ኣብ ፀሎት ዝገብራ ዘለዋ ኣነስቲ ንርኢ ኣለና፡፡ እዚ ድማ ኣብ ሃይማኖት ዘሎ እምነት ዝገልፀልና እዩ፡፡

እዙይ ምስሊ እዙይ ዝገልፅ ናይ ራያ ማሕበረሰብ ኣከዳድና ኮይኑ እዞም ኣብዚ ምስሊ ዘለው ሰባት ሓደ ተኣኪቦም ኮፍ ሓዊ እናሰሓኑ ዘሪኢ ማለት እዩ። እዙይ ናይ ራያ ማሕበረሰብ ባህሊ እዩ ማለት እዩ።